እዚ ኣርማ ናይ ሸባ ዩኒቨርሲቲ ኮሌጅ ይበሃል። እዚ ኮሌጅ እዚ ኣብ ከተማ መቀለ ይርከብ እዚ ኮለጅ እዚ ኣብ ክንደይ ዓመተ ምህረት ከይዲ ምስትምሃር ጀሚሩ ግልጋሎት ንህዝቢ ምሃብ ጀሚሩ ብክንደይ ኦኣመተ ምህረት እዩ?

ሳይክላትን ናይ ዝተፈላለያ ተሽከርከርትን ጎማታትን ዝሽየጠሉ ቦታ ንርከብ፡፡ እዘን ሳይክላት ካብ ናይ ህፃን ቆልዓ ጀሚረን ክሳብ ናይ ዓበይቲ እንኒኤዋሞኒ እዞም ንእሽተይን ዓበይትን ሳይክላት ናይ ዋጋ ኣፈላላይ ኣለም ዶ?

እዚ መንበሪ ገዛ ናይ ኣፄ ካሌብ መንበሪ ገዛ ዝነበረ አዩ፡፡ ጥንታዊ እዩ፣ ኣፄ ካሌብ ብውሽጢ ውሽጢ ብዋሻ ገይሮም ብመሬት ውሽጢ ውሽጢ ናብ የመን ከይዶም ፀላኢ ሲዒሮም ዝመጹ ንጉስ እዮም ነይሮም እዚ መንበሪ ገዛ ኣበየናይ ከተማ ይርከብ?

እዚ መጋየፂ ኣብ ገጠር ናይ ገጠር መርዓት ይገብርኦ እየን እንደገና ደሞ ኣብ እዋን ኣሸንዳ ደቂ ኣነስትዮ እዚ መጋየፂ እዚ ብጣዕሚ እየን ዝጥቀማሉ፡፡ ኣብ ክሳደን እየን ዝሕነቆኦ እዚ መጋየፂ እዚ ሽሙ እንታይ ይባሃል?

እዚ ናይ ገዛን ናይ ቢሮን ኣቕሓ ኮፍ ንመበሊ እንግልገለሉ እንትንኸዉን እዚ ኮፍ መበሊ ወንበር ካብ ምንታይን ካብ ምንታይን ዝተሰርሐ ይመስለኩም?

እዚ መገያየፂ ደቂ ኣነስትዮ ኣብ ክሳደን ዝዓንቅኦ ብፍላይ ደሞ ኣብ እዋን ኣሸንዳ ኣብ ከባቢታት ትግራይ ብጣዕሚ ዝጥቀማሉ መገያየፂ እዩ፡፡ እንታይ ብምባል ይፍለጥ?

እዚ ሓውልቲ ናይ ኣቦና ቅዱስ ያሬድ ሓወልቲ እዩ። እዚ ሓወልቲ ዝርከበሉ ቦታ ኣብ ጥንታዊ ታሪኻዊትን ሃይማኖታዊትን ዝኾነት ከተማ እያ። እዛ ከተማ መን እያ?

እዚ ራያ ናይ ራያ ዩኒቭርሲቲ እዩ። ራያ ዩኒቨርስቲ ኣብ ዞባ ደቡብ ከተማ ማይጨው ዝርከብ ። ራያ ዩኒቨርስቲ ተመሪቁ ግልጋሎት ማሃብ ዝጀመረሉ ብኽንደይ ዓመተ ምህረት እዩ?

እዞም ናይ ኢድ ጥበባት ስራሓቲ ሸክላ ብምባል ይፅውዑ። ፃሕሊ፣ ጀበና፣ ሞጎጎ ዝኣመሳሰሉ እነአው እዚኦም በህላዊ እንትኾኑ ብኢድ ዝስርሑ ጥበባት እዮም። ኣብ ትግራይ ብኣብዛሓ ስራሐቲ ሸክላ ኣብይ ዓዲ ይምረት ?

ኣብ ዕለት ዕለት መነባብሮና ካብ ንጥቀመሎ መሣርሕታት ቡላን ንምፍትሕን ንምግጣም እንጥቀመሉ ዓይነት መሣርሒ እንታይ ብምባል ይፍለጠ?

ዝተፈላለዩ ናይ ስፖርማርኬት ኣቁሑት ተደርዲሮም ንምልከት ኣለና። ካብኣቶም ሓደ ስሪፋም እዩ ዝንኤ ። ስሪፋም ህፃን ካብ ክንዳይ ወርሒ ጀሚርካ ምምጋብ ይጅምር ?

ፀብሒ ደርሆ ካፍተን ናይ ሓበሻ ባህላዊ ምግብታት ሓደ እዩ። ኣዝዩ ተፈታውን ጡዑሙን እዩ። ናይ ክብሪ ጋሻ ኽህልወካ እንከሎ እውን ኣኽቢርካ ደርሆ ይስራሕ። ደርሆ ክንደይ ኣዕፅምቲ ኣለዋኣ?

እዛ ጓለስተይቲ ዝተፈላለዩ መጋየፂታት ኣብ እዝና ኣብ ክሳዳ ኣብ ኢዳ ኣብ ኣፃብዕታ ገይራ ኒእቶ። ከምኡውን ደስውሃሊ ኽዳንተ ኸዲና ኣላ ተቖኒናወን ኣላን ዝሓፍትና ገይራ ዝኒኢቶ ባህሊ እንታይ ባሃሊ ይገልጸልና ወይም ናይምእንታይ ዓዳ ኣካዳድና እዩ።

ኣብ ስራሕ ቦታ ብርክት ዝበሉ ሰባት ኣኼባ ተኣኪቦም ንርኢ ኣለና። እዚ ኣብ ቅድሚት ንምልከቶ ዘለና ሰብኣይ ተኸዲኑዎ ዘሎ ዕጥቂ ናይ ምንታይ ዓዲ ዕጥቂ እዩ? ኣብ ማእገሩ ዘሎ ማዕርግ ከ እንታይ ዓይነት ማዕርግ የመልክት?

እዝ መጽሓፍ ኣብ ሓቀኛ ታሪኽ ተደሪኹ ናይ ሓንቲጓላን ስተይቲ ዛንታ ዝዝንተወልና መጽሓፍ ብ እዝ መጽሓፍ ናይ ጸካብርሃንጐቶ መጽሓፍ እንትልኸውን ብኽንድ ዓመተም ህረት ናዕዳጋቕሪቡ

እዚ ምግቢ እዚ መብዛሕቲኡ ኣብ ገጠር እዩ ዝስራሕ። ሕስዮ ወይ ድማ ጭብጦ ብምባል ይፍለጥ። እዚ ምግቢ እዚ ዓውዲ ክህሊ ከሎ ኣብ ገጠር እዩ ብኣብዝሓ ዝስራሕ መብዛሕቲኡ ግዘ ኣዴታትና እዚ ምግቢ እዚ ብምንታይ ብምንታን ጌረን ይሰርሐኦ?

ሃይማኖታዊ ቦታ ሰብ ስራሕ ዘይኮነስ ተፈጥራዊ ብኸውሕን ብእምንታትን ዝተሃነፁ ኣዝዮም ንዓይኒ ዝማርኹ ኣቦታትና ብገመድ እናተሳሓቡ ዝድይብሉ ቦታ እንታይ ይበሃል?

ኣብ ሃይማኖት ሃይማኖት ተኸተልቲ እምነት ኦርቶዶክስ ተዋህዶ ቅድስት ቤተ ክርስያና ኣብ ሕድሕድ ቤተክርስትያን ዝርከባ ኣቕሓ እዩ፡፡ እዚ ኣቕሓ እንታይ ንምግባር ንጥቀመሉ?

እዛ ጓል ኣንስተይቲ ዘበናዊ ኣከዳድና ተከዲና ናይ ስነ ፅባቀ ውድድር ኣብ መድረኽ ተርእየና ኣላ:: ኣብ ሕብረተሰብና ከ ከምዚ ዓይነት ዘበናዊ ኣከዳድና ወይ ድማ ናይ ስነ ፅባቀ ኣወዳድራ ተቀባልነት ዘለዎ ዶ ይመስለኩም?

እዚ አርማ ናይ ኢትዮጵያ አየር መንገዲ መለለይ አርማ እዩ። አርማታት አብ ዝተፈላለዩ ትካላት ይልጠፉ እዮም ። እንታይ እዩ ጥቅሞም?

ጀነራል ፃድቃን ተጋዳላይ እዩ፡፡ ካፍቶም ተፈለጥቲ መራሕትና ናይ ትግራይ ዘለው ሓደ እዩ፡፡ ጀነራል ፃድቃን ኣብዚ ጊዝያዊ ምምሕዳር ናይ ስራሕ ሓላፍነቱ እንታይ እዩ?

ኣብ ከተማ ምጽዋዕ ጥቓደን ደስ ባሕሪ ትዚኢሉ ተዘኪሩኒ ጸኅለፍና ይፍቕሪ እናበለ ብጥዑም ዘይሙኡዝፃወ ዝተፃወተልና ብሉስ ናይ ቀደም ዳራፋይ ኤርትራውድዩ ወይስ ትግራዋይ?

ካብቶም ኣብ ትግራይ ዘለው ሚድያታትና ሓደ ሚድያ ድምፂ ወያነ እዩ። ንህዝቢ መልእኽቲ ወይ ዜና እናመሓላለፈ ይርከብ ኣሎ። ኣብዚ ንርእዮ ዘለና ተፈላጣይ መራሒ መን ይባሃል?

ሙዚቃዊ የማነ ባርያ ዕላማና ዓውት ወይ ሞት ተዓጢቀ እንድየ ንከዕዉቶ ህዝባዊ ቃልሲ ሃገራዊ ሕቶ ዝብል ሙዚቅኡ ብክንደይ ዓመተ ምህረት ናብ ህዝቢ ኣቅሪብዋ?

እዚ ኣብ ትግራይ ከተማ ኣክሱም ዝርከብ መዕርፎ ነፈርቲ ኣክሱም ዮውሃንስ ራብዓይ እንትከውን፣ እቲ ብትግርኛን ብእንግሊዝኛን ዘሎ ምልክት ነቲ ስም ብንጹር የርኢ። ብኦቤሊስክ ኣክሱምን ጥንታዊ ስልጣነን እትፍለጥ ታሪኻዊት ከተማ ኣክሱም ዘገልግል ቀንዲ መዓርፎ ነፈርቲ እዩ።

ኣምሎተኣጽዋት ንገዛና ድምቀት ነኻባብዩና ልምዓት እዮም ሞ ሓድ ሓደ መራሕ ትናውን ተኽልታት ነኽንተክል ይሕቡሩ እዮም ብሕዝምና ግን ብዙኅ መኅበረ ሰምና ብዙኅ ተቐባልነት የውሉን ምንታይ ይመስለኩም?

ኣብ ከባቢና ዘለው ተኽልታት ይንኣስ ይዕበ በቢመጠኖም ንዓና ጥቐሚ እንዳሃቡና ይርከቡ፡፡ እዚ ንምልከቶ ዘለና ተኽሊ ደሞ ኣዴታትና ጡብ ንምግዳፍ ይጥቀማሉ እየን ኣብ ጡበን ቀቢአን፡፡ እና ደማ ብዙሓት ደቂ ኣንስትዮ ድማ ናብ ፀጉረን ብምልካይ ፎርፉር የጥፈአልና እዩ እንዳበላ ይጥቀማሉ እየን፡፡ እዚ ተኽሊ እዚ እንታይ ይባሃል?

እዛ መፅሓፍ ትኩሳት ትብል ናይ ስብሓት ገ/ሄር መፅሓፍ እያ፡፡ እዛ መፅሓፍ ትገልፀና ኣብ እዋን ንእስነት ዘሎ ዕንደራ ፣ ዝላ ምስ ኣንፃራዊ ብፆታ ዘሎ ስምዒታት ብጣዕሚ ብጥልቀት እትገልፅ እያ ሞ እዛ መፅሓፍ እዚኣ ናብ ዕዳጋ ዝቐረበትላ ብክንደይ ዓ/ም እያ?

መፅሓፍ ስነ ህይወት አብ ሃገርና ኢትዮጵያ ን ሻውዓይን ንሻምናይን ኽፍሊ ዝተዳለወ መፅሓፍ እዩ። መፅሓፍ ስነህይወት ብሓፈሻ ጥቅልል ብዝበለ መልኽዑ ብዛዕባ ምንታይ ንምግላፅ ይፍትን ወይ ደሞ ብዛዕባ እንታይ እዩ ዝገልፅ? ብዛዕባ እንታይ ከ የፅንዕ ?

እዙይ ህንፃ ኣብ ኣክሱም ዩኒቨርሲቲ ዝርከብ ህንፃ እዩ። ኣዝዩ ምልኩዕን ምዕርጉን ስሓብን እዩ። እዙይ ህንፃ እዙይ ኣብ ክንደይ ካሬ መሬት ዝዓረፈ ይመስለኩም?

ብዙኃት መፋለጢታት ኣብ ፔላ ኣብ መዳቕ ኣባጃጅ ጐታ ኣብስተፈላለይበልታት እንተተለጠፉ ኸፋልጡ ንሪ እዝ ንምልከቶ ዘለና መፋለጢ ናይ መንታይቲካል መፋለጢ የፋልጡ ኣለ

ዝተፈላላዩ ናይ ሕርሻ ምህርትታት ንርኢ ኣለና፡፡ ኮይኑ ግና እዚ ሕርሻ ንእሽተይ ድርቅ ዝበለ ይመስል፡፡ እዚ ሕርሻ ልሙዕ ሓመድ ንክህልዎን እዞም ምህርትታት ደሞ ዝያዳ ንክፈርዩን እንታይ የድልዮም?

ኣብ ሓደ ገዛ ማሕበረሰብ ስድራ ተኣኪቦም መኣዲ ቀሪቦም ንምልከት ኣለና። ኣብ ገጠር ብተለምዶ ኣዴታትና ንሰብኣየን እንታይ ብምባል ይፅውዕወን ይፅውዕኦም።

መኸንብያ ብኢድ ካብ ዝስርሑ ጥበባት ሓደ ኮይኑ ኣብ መርዓ፣ ኣብ ክርስትና፣ ኮታስ ኣብ ዝተፈላለዩ ሓጐሳት ንመዐጀቢ ንጥቀመሉ ኢና፡፡ ከምኡውን ኣዴታትና ክሓርሳ ከለዋ ኣብ ዓሰርተ ክልተ መዓልተን መኸንብያ ኣብ ርእሰን ገይረን እየን ንደገ ዝወፃ፡፡ እዚ መኸንብያ ብምንታይን ብምንታይን ይስራሕ?

እዚ ባህላዊ መስተ ኮረፌ ይበሃል። ኮረፌ ኣብዝሓ ኣብ ከባቢታት ራያ እዩ ዝፍለጥ። ከይዲ ኣሰራርሓ ኮረፌ ከመይ ከመይ እዩ? እና ብምንታይ ብምንታይ እዩ ኸ ዝዘጋጆ?

ጶሎቲካ ኣብዚ ሕዲ ሰዓት ነሕዝቢና ብጣዕ ሚ ብጣዕ ሚዕ እንዳጐድአ ይርከብ እሞ ኣብዚ ምስልሩዕም ዘለና ሰባት ውዕልፑሪተረ ይፈጸ መልና እንዳሃሉ ሰለማ ኣብሰልፍልወፅ ለዉ ውዕልፑሪቶረ ብኽልዕ መት ም ህረት ተፈጺሙ ተኸይዱ።

ሕጉሳት ስድራ ቤታት ንምልከት ኣለና፡፡ ኣዶ ምስ ክልተ ደቃ እናዳሳሓቑ ሕጉስ ሂወት ከምዘለዎም የሪኡና ኣለዉ፡፡ እዞም ንሪኦም ዘለና ስድራቤታት ካብ ኣካዳድነኦምን ካብ ፀጉሪ ኣቆናንነአንን ኣብ ምንታይ ከባቢ እዮም ዝነብሩ ኢልኩም ትግምቱ?

ኣብ መድረኽ ሓድ ግለሰብ ማይክረፎን ሒዙ እንዳተዛረበ ይርከብ። ብድሕሪቱ ናይ ክልተ ሃገራት ባንዴራ መለለዪ ይረኣያኒ ኣለዋ። እዘን ባንዴራ ናይ ምንታይን ናይ ምንታይን ዓዲ እየን ?

ፍልይ ዝበለ ቅርፂ ዘለዎ ኣዝዩ ሰሓቢ ዝኾነ ገዛ ንምልከት ኣለና ። እዚ ገዛ ኣብ ክንደይ ካሬ መሬት ዝዓረፈ ይመስለኩም?

ኣብ ፅርጊያ ዝተፈላለያ ተሽከርከርቲ ይረኣያና ኣለዋ፡፡ መኪና፣ ባጃጅ፣ ራክሻ ከምኡውን ብእግሮም ዝጎዓዙ ደቂ ሰባት እውን እኒአዉ፡፡ እዛ መኪና እንታይ ዓይነት መኪና እያ? ዓይነታ እንታይ እዩ?

ራእሲ ኣሉላ ኣባነጋ ካፍቶም ተፈለጥቲ ጀግናታት ናይ ቀደም ኣቦታትና ሓደ እዩ፡፡ ራእሲ ኣሉላ ኣባነጋ ብሃፀይ ሚኒሊክ ንጉስ ኣብ ዝነበሩሉ ጊዜ መራሒ ጦር ኮይኑ ዘሸነፈሉ ኩናት ኵናት እንታይ ይባሃል?